መፋለጢ ማለት ማሕበረሰብ ናቱ ውፅኢት ናብ ዝተፈላለየ ተጠቀምቲ ንኽበፅሕ ዝተፈላለዩ ዓይነት ሕብርታትን ድምፅታትን ተጠቒሙ ንደቂ ሰባት ንኽስሕብ ዝገብሮ እዩ፡፡ እዚ ኣብ ምስሊ ነሪኦ ዘለና ውን ሓደ ካብቶም ናይ መፋለጢ ዓይነት ኮይኑ ንዝተፈላለዩ ናይ ባልትና ዓይነት ዘፋልጡ እዮም፡፡

እዚ ኣብ ምስሊ ንሪኦ ዘለና ምግቢ ሓደ ካብቶም ዓይነታት ምግቢ ኮይኑ እዚ ድማ እንጀራ ብዝተፈላለዩ ፀብሕታት ተቐሪቡ ንሪኦ። ምግቢ ድማ ንደቂ-ሰባት ኣድለቲ ካብ ዝበሃሉ ኮይኑ እዚ ኣብ ምስሊ ንሪኦ ዘለና ምግቢ ድማ ኣብ ኢትዮጲያ ኮነ ኣብ ትግራይ ዝተለመደ ናይ ምግቢ ዓይነት እዩ ።

ፅጉሪ ካብቶም ብተፈጥሮ ኣብ ናይ ሰባት ደጋዊ ኣካል ዝቦቅሉ ኮይኖም እዚኦም ድማ ዝተፈላለዩ ዓይነት ቅድታት ብምትሓዝ ድማ ናይ ሓደ ማሕበረሰብ ባህልን መንነትን ክገልፁ ይክእሉ እዮም። እዚ ኣብ ምስሊ ንሪኦ ዘለና እውን ኣደ ካብቶም ናይ ትግራይ ኣቋንና ዓይነት ዝኮነ እዩ።

እዚ እንሪኦም ዘለና ናይ ሓደ ስድራ ኣባላት ኮይኖም ስድራን ማሕበረሰብን ድማ ዝተታሓዙ ነገራት እዮም፡፡ ስድራ እንተዘይሃልዩ ማሕበረሰብ ኣይህሉን፡፡ ስለዚ ድማ ኣብዚ ምስሊ እንዕዘቦም ዘለና ድማ ናይ ሓደ ኣካል ዝኮኑ ስድራ ቤተሰብ ሓደ ዓይነት ባህላዊ ክዳን ጌሮም ኣብ ሓደ ቦታ ተኣኪቦም እዮም፡፡

እፅዋት ካብቶም ንብዝሓ ህይወት ብጣዕሚ ኣድለይቲ ዝበሃሉ ኮይኖም እዚ ኣብ ምስሊ ንሪኦ ዘለና እውን ሓደ ካብቶም እፅዋት ዓይነት ኮይኑ እፅዋት ድማ ንዝተፈላለየ ጥቕሚ ክውዕሉ ይኽእሉ እዮም፡፡ ሓደ ንምግብነት፣ ካሊእ ድማ ንመድሓኒትነት ይውዕሉ እዮም፡፡

ሙዚቃ ማለት ዝተፈላለዩ ቅኒታት ተደርዲሮም ዝፈጥርዎ ዜማ ኾይኑ እዚ ኣብ ምስሊ እንሪኦ ዘለና ድማ ሓደ ካፍቶም ኣብ ትግራይ ተፈለጥቲ ዝኾኑ ሙዚቃታት እዮም። እዚኦም ድማ ናይ ማሕበረሰብ ስምዒት፣ ሓጎስን ደስታን ክገልፁ ዝኽእሉ እዮም።

መዚቃ ዝተፈላለዩ ድምፂታት ብሓደ ተረባሪቡ ዝፈጥርዎ ኮይኖም እዚ ኣብ ምስሊ ንሪኦ ዘለና እውን ሓደ ካብቶም ናይ መዚቃ ዓይነታት ድማ ሰበኣይ ክራር ሒዙ እዳደረፈ ንዕዘቦ።

እዚ ኣብ ምስሊ እንሪኦ ዘለና ሓደ ካብ ናይ ገዛ ብልዕን መስተን ዝኾነ ኮይኑ እዚ ድማ ቱሪንግ ሆቴል እናተባህለ ዝፍለጥ ኣብ ኣኽሱም እዩ፡፡ እዚ ድማ ነቲ በዓል ዋና ከም ፍልፍል ኣታውን ሂወት መመሓደርን ኮይኑ ዘገልግሎ እዩ፡፡

ካ ማለት ውሳነ ናይ ምሃብ ኾይኑ እዚ ድማ ማ/ሰብ ሃገር ዓለም ክጎድእን ክፀልውን ዝኽእል እዩ። እዞም ኣብ ምስሊ እንርእዮ ዘለና እውን ሓደ ካብቶም ፖለቲካ ዝመሓላለፈሎም ማሕበራዊ ሚድያ ዝኾነ እዩ።

ኣብዚ ምስሊ እንሪኦ ዘለና ሓደ ካብቶም ናይ ስእሊ ኣድህኖ ኮይኑ እዚ ድማ ናይ ጎይታና መድሓኒና እየሱስ ክርስቶስ ዝገልፅ ስእሊ ኣድህኖ እዩ።

ስድራ :- ስድራ ማለት ካብ ሓደ ዓይነት ዘራኢ ዝመፁ ሰባት ኮይኖም እዞም ምስሊ ንሪኦም ዘለና እዉን ናይ ሓደ ስድራ ብየተሰብ ኮይኖም እዚኦም ድማ በሓባር ኮይኖም ግዜ እንዳሕለፉ ንምልከቶም።

ሕጊ አኽበርቲ ማለት ብመንግስቲ ዝተዋህቦ ሕግታት ተኸቲሎም ስላምን ፀጥታን ከስፉኑ ደው ዝበሉ ሰባት ኮይኖም እዚ አብ ምስሊ ንሪኦ ዘለና ድማ ካብቶም ሕጊ መኽበርቲ ሓደ ዝኾኑ እዮም፡፡

ፋሽን ናይ ሓደ ማሕበረ ሰብ ባህልን መንነትን ክገልፅ ዝክእል እዩ። እዚ ድማ ካብ ወለድና ዝወረስናዮን ዝተፈላለዩ ዓይነት ምምሕያሻት ብምግባር እነቅርቦ እዩ:: እዚ ምስሊ እንርእዮ ዘለና እውን ሓደ ካብቶም ናይ ፋሽን ዓይነታት ዝኮነ እዩ።

ማሕበረሰብና ዝተፈላለዩ ፍልጠትን ሓበሬታትን ንምርካብ ዝተፈላለዩ ነገራት የድልይዎ። ካብቶም ሓደ እዚኦም ድማ መፅሓፍቲ ጋዜጣታትን እዮም። እዚ ኣብ ምስሊ ንሪኦ ዘለና እዉን ሓደ ካብቶም ናይ እንግሊዘኛ ትምርቲ ንረክበሎም መፅሓፋት እዩ።

እዚ ምስሊ እንረእዮ ዘለና ሓደ ካብቶም ናይ ገዛ ብልዕን መስተን ዝኮነ ኮይኑ እዚ ድማ ደቂ ሰባት ዝተፈላለዩ ምግብታት ንክረክብሉ ዝጠቅሞም ኣብ ቀረብኦም ዝርከብ ቦታ እዩ። እቶም ሸየጥቲ ደማ ከም ፍልፍል ኣታዊኦምን ሂወቶም መመሓደርን ኮይኖም የገልግሎም።

ኣብዚ ምስሊ እንሪኦ ዘለና ሓደ ካፍቶም ዝተጀመሩ ናይ ህነፃ ዓይነታት ኮይኑ እዚ ድማ ንመንበሪነት ሰባትን ዝተፈላለዩ ዓይነት ግልጋሎትን ክዉዕል ዝኽእል እዩ። እዞም ዝሰርሕዎ ዘለዉ ድማ ካዉኡ ፍልፍል ኣታዊ ይረክቡ።

ፋሽን ሓደ ካብቲ ናይ ሕብረተሰብ መንነት ዝወፁ ኮይኖም እዚኦም ናይ ሓደ ሕብረተሰብ ባህሊ ንምግላፅ እንጥቀመሎም እዮም። እዚ ኣብ ምስሊ እንሪኦ ዘለና እውን ሓደ ካብቶም ናይ ፋሽን ምርቲ ዝኮኑ እዩ።

እፅዋት ነዛ ህይወት ካብቶም ኣድለይቲ ዝበሃሉ ሓደ ኾይኖም እዚኦም ድማ ኣብዚ ኣብ ስእሊ ከምንምልከቶም ሓደ ካብቶም ናይ እፅዋት ዓይነታት ዝኾኑ እዩም፡፡ እዚኦም ድማ ኸም መድሓኒትነትን ኸም ምግብነትን የገልግሉና፡፡

ፀጉሪ ሓደ ካብቶም አብ ናይ ማሕበረ ሰባት ደጋዊ ገፅታ ዝበቆሉ ኮይኖም፤ እዞም ፀጉሪ እንሪኦም ዘለና ድማ እቲ ፀጉሪ ዝተፈላለዩ ቅዲታትን ብምስራሕ ናይ ሓደ ማሕበረ ሰብ ባህሊ ክንገልፅ ንክእል፡፡ እዚ ድማ አብ ትግራይ ዝተለመደ ናይ ቁኖ ዓይነት ይምልከት፡፡

ደቒ ሰባት ሂወቶም ንክቕፅል ካብ ዘድልዮም ነገር ሓደ ስራሕ እዩ። በዚ ስራሕ እዚ ኣቢሎም ድማ ዝተፈላለዩ ገንዘብ ይረክቡ ። እዚ ኣብ ምስሊ ንሪኦም ዘለና ድማ ሓደ ካብ እቶም ናይ ስራሕ ዓይነታት ዝኮነ ሸቀጥ እናብህለ ዝፍለጥ እዩ ።

ማሕበረሰብና ዘለዎ ፍልጠት ምዕባይ ካብ ዝኸደሎም መንገድታት ሓደ ትምህርቲ እዩ። ሓደ ሰብ ዕድሚኡ ምስ አኸለ ናብ ትምህርቲ ብምኻድ ዝተፈላለዩ ጥቅምታት ይረክብ። እዞም አብ ምስሊ ንሪኦም ዘለና እውን ሓደ ካብቶም ናይ ቤተ ክርስቲያን ናይ ቀሺ ትምህርቲ እዩ።

ኣብዚ ምስሊ እንሪኦ ዘለና ሓደ ናይ ፋሽን ምርኢት ዝኾነ ኮይኑ ፋሽን ድማ ደቂ ሰባት ካብ ናይ ወለዶም ባህሎም ተቐቢሎም ነቲ ባህሊ መሲሎም ሻሽ ጌሮም መንነቶም ዝገልፅሎም ክኸዉን ተሎ እዩ።

ማለት ካብ ወለዶ ናብ ወለዶ እናተመሓላለፈ ዝመፀ ኾይኑ እዚ ኣብ ምስሊ ንሪኦ ዘለና ድማ ዝተፈላለዩ ባህላዊ ኽዳውንቲ ተኸዲኖም መርዖኦም ዝፍፅሙ ሰባት ንምልከት፡፡

እዙይ ከዓ ናይ ሓደ ማሕበረሰብ ሓጎስ ደስታ ሓዘን ንምግላፅ እንጥቀመሉ ኮይኑ እዙይ ኣብ ምስሊ እንርእዮ ዘለና ድማ ኣብ ቅነ ኣሸንዳ ኮይኑ ኣብ ትግራይ ዝተለመደ ዓይነት ናይ ደቂ ኣንስትዮ ጨወታ እዩ።

እፅዋት ካብቶም በዝሒ ሂወት ኣድለይቲ ዝበሃሉ ኾይኖም እዚ ኣብ ምስሊ ንሪኦ ዘለና ድማ ሓደ ካፍቶም ናይ ዓይነታት እፀዋት ኮይኑ እዚ ድማ ንዝተፈላለዩ ጥቅምታት ክውዕሉ ይኽእሉ ፡፡ እቲ ሓደ ካብ ንምግብነት ክውዕሉ ይኽእሉ :: ከምኡውን ድማ ንመድሓኒትነት ክውዕሉ ይኽእሉ እዮም ፡፡

እዚ ኣብ ምስሊ ንሪኦ ዘለና ሓደ ካብ'ቶም ሙዚቃ ዓይነታት ኮይኑ እዚኦም ደቂ ሰባት ድማ ዝተፈላለዩ ሙዘቃ ተጠቂሞም ዓርሶም እናዝናነዩን እና ሳዕስዑን ንምልከት:: እዚ ድማ ኣብ ትግራይ ዝተለምደ ዝኮነ ስዕስዒት ሁራ ሰለስተ እናተብሃለ ዝፍለጥ ናይ ኣሰዓስዓ ዓይነት እዩ።

እዚ ምስሊ እንሪኦ ዘለና ሓደ ካብቶም ናይ መስተታት ዓይነታትዝ ኮኑ ስዋ ኮይኑ እዚ ድማ አብ ትግራይ ዝተለመደ ባህላዊ መስተ እዩ። አብቲ ምስሊ እንሪኦ ዘለና እውን አብ ብጭርቆ እናተቀድሐ እዩ፡፡

እዞም ኣብ ምስሊ እንርእዮም ዘለና ሓደ ካብቶም ኣብ ትግራይ ተፈለጥቲ ዝኮኑ ኣቁሑት ገዛ ኮይኖም እዝይኦም ድማ ዝተፈላለዩ ሕብርታት ብምጥቃም ዝስርሑ እዮም። እዚኦም ድማ ዝተፈላለዩ ነገራት መቀመጢ ንጥቀመሎም።